ሓንቲ ቆፃል ሰለስተ እግራ ተሽከርካሪት ናይ ፅዕነት እና ኣርባዕተ እግራ ተሽከርካሪት ፃዕዳ ናይ ፅዕነት መኪና ምስ ኣብ ጎኖም ድማ ኣርባዕተ ሰባት ጠጠው ኢሎም እኒአዉ፡፡

መሸጢ ናይ ፀጉሪ ሳሙና፣ ሽቶ፣ ፅላል፣ መሰንተር፣ ፅፍሪ ቀለም እዩ፡፡